እዝንርየን ዘለና ምስለታት ናይ ሃገር ኢትዮጲያን ናይ ቱርኪ ባንዲራታት ንርአ ኣለና።

ነዙይ መስቀል ዳምራ ይበሃል ኣብ ወርኅ መስከረም ብለት ዓሠርሸዉዓተ ዝኽበር ዓብዪ ናይ መነታዊ በዓል እዩ።